እዝንርእዮ ዘለና ሜሎስ ዝብል ናይ ንግዲ ትጋል ናይ ጽሕፈት መሣር ሕታትን ናይ መጻሕፍትን ዝተፈላለዩ ገጺጣታትን ኅድመት ብምሕታም ግልጋሎት ይህብ።

ተኽልታት ዓገፋን ስየን ንስፈ ካብ እንጠቀመሎም ተኽልታት እቶም ዝተወሰኑ እዮም ከምዝ እንርእ ዘለና ድማ ብጣዕም ጹቡቓትን ውቅባትን ዝኾኑ መጋየጽታት ንኽንሣርሐሉ የገልግሉና።

እዞም ብዙኃት መናእሰይ መጎዓዓዝያን ምጥቃም ነዛ እነ ርያ ዘለና ባቡር ክጽበይዋ ጸኒሖም::

ሕይወት ጽቡቕትን ምልክዕትን ንኽትከውን ንዓይንና ነኽንርእኦም ዝስሕቡና ነገራት ክንሪኢ ኣለና ካብኣቶም ሓደ ድማ ናይ ኢደ ጥበብ ውፅይት ዝኾነ ጥልፍን ምምልኽዐን እዩ።

እዛ ኣብ እዚ ምስሊ እዚ እንሪኣ ዘለና ንክልተና እባ ተመርዖ እትብል ልበወለድ መፅሓፍ ብመን ተፃሒፋ?

ሰዋት ንኽጫወቱን ንኸዋግዑን ብሓንሣኣኾይኖም ንኽዕልሉን ኢሉውን ንኽዘናግዑን ንኽዝናነዩን ዝተፈላለይ መስተታትይሰትኡ እዮም ካብኣቶም ሓደ እትልሙድ ድማ ኣልኮላዊ መስተ እዩ።

ሰብ ክውለድ ከሎ ብጥዕ ምደስ ይለናንቲ ሓጊስና እነቐበሎ ሓድ ዓመት ክገብር ከሎ ድማኒ ዓመታዊ ኽብሮ ብዓል ንኽብረሉ ከምዝእነርእዮ ዘለና ድማኒ ኣድሚቕናና ጸቢቕናን ከነኽብረሉ ንኽእል ኢና።

እዛ ናኦሚ ግርማ እናተብህለት ትጽዋዕ ተጸዋቲት ኲዕሶ እግሪ ናይ ዝውውር ክብረወሰን ብምስባር ናብ ጋንታ ቸልሲ ተቐላቂላ።

እዞም ተሠሪዖም እንርእም ዘለና ኣባላት ትሠራዊት ምከልኻል ሃገር ናይ ስነ ምግባር ሥልጠና ይወስዱ ኣለዉ።

እዚ ኣብዚ ምስሊ እዚ እንሪኦ ዘለና ቦታ ቤት ብልዕን መስተን ኣበየናይ ከተማ ይርከብ?

ኣብ ሕሉፍ ዝተሣርሑ ሠራሕትታት ታሪኽ እንዳተብሃሉ ይጽውዑ ካብዚ ኣቶም ክንርኢ ከለና ዓብዪ ናይ ኢቲኦጵያ ታሪኽ ዝኾነ ድማኒ መንግሥቱ ሃይለ ማርያም መንበረ ሥልጣን ተቐቢሉ ምንባሩ እዩ።

ምድሪ ብዙኃ ዓይነታት መልክዕ ኣለዉዋ ካብኣቶም ሓደ እቶም በርኽቲ ዘኾኑ ጐቡታት እናተብሃሉ ዘጽውዑ ክፋል ገጸ መሬት እዚኦም እዮም።

እዘን እንርአን ዘለና ክልቲኤን ባንዲራታት ናይ ኢትዮጴያን ሩስያን እንተኾና ርክብ ክልቲኤን ሃገራት ንምግላጸ ድማ ብሓንሳብ ተጣሜረን ቀሪበን ኣለዋ::

እዚኣቶም ብዙሓት መደብ ንቲ ሕስቶን ዘለዎም ጥራጥረ እዮም ዓተር ባሎንጓን ካብ ጥራጥረ ኽንገለፅ እንተንክእል ካብ ቀመማት ድማ ኰረሪማ ኒየና ካብ ናይ ቅባኣት ኣኽልታት ከዓ ሱፍን ሁግን የረዩን ኣለዉ።

እዘን እንርኤን ዘለና ኣርማ ናይ ክልታ ሃገራተ ባንዴረታት እየን ናይ ኢትኦጵያን ኣሜሪካን ኅብረተንን ጥምረተንን ምግላጽ ድማ ብሓንሳእ ቀሪበን ኣለዋ።

እዝን እነርአም ዘለና ክልተ ግለ ሰባት ተኸዲነንኦ ዘለዋ ቅድ ኽዳን ክልተ ኣብጥዕ ምስ ተፈልለየ እዩ እቲ ሓደ ባህላው እንትኸውን እቲ ካልኣይግን ዘበናዊ እዩ።

ቡና ኣብዛሕትና ኣብ ዕለታዊ መነባብሮና ካብ እንጥቀመሎም መስተታት ሓደ እዩ ብኸምዙይ መልክዑ ድማ ወቂቡን ደሚዖን ይቐርብ።

እዙይ ምስሊ ካብ ደገ ንዝመጸና ገንዘብ ብብርሃን ባንኪ ዓጲልና ክነሽርፍ ወይ ድማ ኽንቅበል ዘዕድም መላለይ እዩ::

ሕንበባ ብጨኑኡ ኾነ ብመልክዑ ብጣዕሚ ተፈታዊ እዩ ብኸምዝን ርእዮ ዘለና መልከዕ ድማ ገዛና ኽነወቅ በሉን ኽእል ኢና ኣጋይሽናውን ንቕበለሉ።

እዞም ኣብዚ ምስሊ እዚ እንሪኦም ዘለና ናይ ገዛ ኣቑሑት ካብ እንታይን እንታይን ተሰሪሖም?

ናይ ብሮ ትምህርቲ ምንስቴር ኢቲኦጴያ ሓላፊ ዝኾኑ ጵሮፌሰር ብርሃነ ነጋ ንስተፈላለያ ማኅበራዊ ሚዲያታት ናይ ትምህርቲ መግለጺ ይህቡ ኣለው።

ቀዳማይ ሚንስተር ሃገርና ዶክተር ኣብይ ኣኅመድ ናይ ኣጋሮን ናይ በሻሻን ናይ ልምዐት ሠራሕትታት ንኽጕብኒ እዩ ናፍቲ ቦታ ኣምርሖም፡፡

እዙ እንርእያ ዘለና ቦታ ጥቁር ኣምበሳ እናተብህለ ዝፍለጥ ናይ ጥዕናን ሳይነስን ኮሌጅ እዩ መላለይ ድማ ለጢፉ ይርከብ::

እዞም ኣብ ቅድሚና እንርእዮም ዘለና ሰባት ለዕለዎትኣብ መራርኃ ጶሎቲካ ሃገርናኾይኖም ካብዚኣቶም እተን ሓንቲ ደማኒ ወይዘሮሳህለወርቂ ዘውዲር እየን

ቀደም ደቂ ሰባት ዝተፈላለዩ ዘመናዊ ምሕዙዉታት ከይተመሃዙ ንከለዉ መጕዓእዚያታት ናይ እንስሳ መጕዓ እዚያ ይጠቀሙ ነይሮም ካብኣቶም ሓደ ድማ ናይ ጊመል መጕዓ እዚያ እዩ፡፡

ካብዞም ኣብ ቅድሜና እንር እዮም ዘለና ክልተ ተካላት እዙ ኣሊፍ ብዝኔስ ሴንተር ዝብል ገልጋሎት ጽሑፍ ኮምፑተርን ገልጋሎት ምኽሪ ስነቝጠባን ይህብ።

እዙ እነርእዮ ዘለና ምስሊ ኣንፈት ሓባሪ ወይ ድማ ኸም ካርታ ኮይኑ ንኸገልግል ተለጢፉ ኣሎ።

እዙ እንርእዮ ዘለና ፃማ ካብ ቁርን ን፣ ፋስን ፀሓይን ፣ኣበራን ኢሉዉን ብታሕቲ ኮይኑ እምንን ዕሾኽን ንኸይ ወግአና ዝከላኸለልና እዩ።

እዞም እንርእዮም ዘለና ንዕዳጋ ዝቐረቡ ፍራምረታት ኮይኖም ሹሞምውን ኮሚደረ ኣራንሽ ኣብካዶ ለሚን ሽጕርቲ ናተበሃሉ ይፅዉዑ።

እዘን እንርአን ዘለና ስነ ጥበባውያን ኣንስቲ ጭቃ ኣብጕዐን ፤ሽኽላ ሰሪሐን ናብ ዕዳጋ ብምቕራብ ሕይወተን የመሓድራ።

ሰባት ካብ ቦታ ናብ ቦታ ንምንቂ ስቓስ ናይ ምድሪ ናይ ባሕርን ናይ ኣየርን መጕዐ ዘታት ይጠቀሙ እዛ እነርአያ ዘለና ድማ ሓንቲ ኻፍተን ናይ ኣየር መጓዓ እዚያታት እያ።

እዙ ወነንቲ ሶፊ ማልቲ ዝተብሃለ ኻብ ኣልኮል ነጻ ዙኾነ መስተ ዘዳለውዎ ናይ ዓቢዪ ጕያ ውድድር እዩ።

እዞም አብዚ ምስሊ እዚ እንሪኦም ዘለና ውፅኢት ኢደ-ጥበብ ዝኾኑ ባህላዊ ክዳውንቲ እንታይን እንታይን ተባሂሎም ይፅውዑ?

ኣብ ሃገርና ብጥዕሚ ብዙኃት ሕዝብታት ብምስምሀላእዎም ብዙኃት ክልላትውን ኣለዋ እዙይ እንርእዮ ዘለና ኣርማ ድማ ናይ ኦሮምያ ክልል ባንዴራ እዩ፡፡

እዙ እንርእዮ ዘለና መንገቲ እግርኛታት ጽሩብ እምኒ ተነጺፉሉእን ተሣሪሑን ዝነበራ እንትኸውን ሕጅገን ፈሪሱን ተበላሹ ነርእኦ ኣለና።

እዚ ቡና ዝበሃል ንመነቓቕሒ ዝጠቀም መስተ ካብ ተኽሊ ቡና ፍሪኡ ተኣርዩ ተቐልዩ ተወቝጡ ፈሊሑ ንጥቕሚ ይወዕል።

እዝ ምስሊ ናይ ክልቲ ኤን ሃገራት ኣዋላት ምብራቕ ኣፍሪካን ቀርሚ ኣፍሪካን ዝኾና ኢትኦጵያን ኤርትራን ባንኔራ እዩ።

ኣብ ውሽጢ እየ ሃገርና ኤቲኦጵያ ካብ ዘለዋ ክልላት እታ ሓንቲ ሃረ ርእንዳ ተብህለት ትፍለጥ ብፍሉይ ድማ ብመንደቓን ብበርታታን እውን ትፍለጥ እያ